እቲ ትሪእዎ ዘለዅም ሓምለዋይን ንዓይኒ ስሓባይን ዝኾነ ተፍጥሮአዊ ኸባቢ አብ ምንታይ ይርከብ?

እዚ እተሪእዎ ዘለኹም ዓይነት ዝተዓሸገ ምግቢ ዝተፈላለዩ ምግብታት ንምጥዓምን ንምምቃርን እንጥቀመሉ እንትኸውን ሽሙ እንታይ ይበሃል ?

እቲ ትርኢይዎ ዘለኩም ውሩይ ኤርትራዊ ድምፃዊ ኣብ ዕብየት ሙዚቃ ብዙሕ ኣበርክቶ ካብ ዝነበሮም ድምፃዉያን ሓደ እንትኸውን ሽሙ መን ይባሃል?

ብዛት ርእይዋ ዘለኹም ንእስቲ ኣብ ማኅበራዊ ሚዲያት ትነጥፍ ንእስቲ እንታሃውን ናይ ዝተፈላለዩ ትካላት ኣምባሳድ ድርብ ምዃን ድማ እናገልገለት ትርከብ ሽማ ዳናይት መክብብ ይበሃል።

መፃሕፍቲ ዝተፈላለየ ፍልጠት እንረኽበሉ ናይ ፍልጠት ፍልፍል እንትኸውን ጋዜጣ ድማ ዝተፈላለዩ ሓበሬታታትን ዜናታትን ንረኽበሉ እዩ።

ኣብቲ ምስሊ እትሪእዎ ዘለኹም ዓይነት ዝተኣሸገ ምግቢ ሽሙ እንታይ ይበሃል።

ስፖርት ኣካላዊ ጥዕናን ኣካላዊ ጥንካረን ምሕላውን ከምኡ ድማ ዝተስተካከለ ናይ ሰውነት ቅርፂ ክህልወና ዝጠቅመና ዓይነት ምንቅስቃስ እዩ።

መጋየፅን መመላክዕን ማለት ብኣብዝሓ ግዜ ደቂ ኣንስትዮ ዓርሰን ንምፅብባቅ ዝጥቀማሉ እንትከዉን ከም ወርቂ፣ ቡሩረ፣ ኣልማዝን ዝተፈላለዩ መኣድናትን ክስራሕ ይክእል፡፡

እዚ ኣብዚ ምስሊ እዙይ እንርእዮ ዘለና ነገር እንታይ እዩ?

እዙይ ኣብዚ ምስሊ እንርእዮ ዘለና ዓይነት ቅመም እንታይ ይብሃል?